እዚ ዝረአ ዘሎ ባንደራ ናይ መቐለ ሰብዓ እንድርታ ኩዕሶ እግሪ መፍለይ ምልክት እዩ፡፡ ኣብ ውሽጢ እዚ በንደራ ናይ ኣንበሳ ምልክት እና ናይ ሰብዓ ቁፅሪ ምልክት ከምኡ እውን ናይ ሓወልቲ ሰማእታት ምልክት ዘለዎ እዩ፡፡

እዚ ምስሊ ኣብ ኣክሱም ከተማ ዝርከብ ናይ ንግተ ሳባ ቤተመንግስቲ ዝነበረ ኮይኑ ሕዚ ንቱሪዝም ይጠቅም።

እዚ ዝረአ ዘሎ ምስሊ ንህዝቢ ትግራይ ኣብ እስቶድየም ትግራይ ተኣኪቡ ብዛዕባ ፖለቲካዊ ኩነታት ትግራይ ንዓለም ንምርኣይ ዝወፆ ሰለማዊ ሰልፊ እዩ፡፡